እዙ ናይ ኣዲስ ኣበባ ኸተማ ምመኅዳር ትምህርቲ ቢሮ ኣርማ እንትኸውን ናይ ኣዲሳባ ትምህርቲ ቢሮ ኣብ ዘተፋላልዮ ዓውዱታት ከም ስሳተፍ ዘኅብር እዩ።

እዞም እነሪኦም ዘለና ኣርማታት ወይቀዓ ባንዲራታት ኣፍሪካ ኅብረትን ኢቲዮብያን እንተኾኑ ናይ እዞም ውድባት ወይቃኣ ናይ ኣፍሪካን ኅብረትን ናይ ኢቲኦብያን መለለይ እዮም::

እዙ ብዘተፈላልዩ ቕርጻ ቕርጽን ዘተፈላሊ ዓይነትዎንበራትን ኸምኡውን ዘተፈላልዩ ዕምበባትን ዝጸበቐን ብመብራህትን ዝደመቐን ሕንጻ እዩ።

እዙይ ናይ ፖሎቲካ ሰባት ዝኾኑ ሓሳቦም እናተቓያሩን እናተማያየጡን ዘርከቡሉ እንተኾን ኣብ ቅሚት ከዓ እቶም ናይ ፖሎቲካ ኣኼባ ዝመርኁ ሰባት ኣለዉ።

ኣብዙይ ዝተፍላለዩ ቦታታት ዓቐብ ቊልቊል ወሪድካ ዝተፋላለይ ዓይነት ቅርጻ ቕርጽን ስራሓትን ኣቃማምጣ መሬት ዘመላኽተና እዩ።

እዙይ ቤት ብልዕን መስተን እንትኸውን ጥርጴዝኡን ወንበሩን ብጽሬየት ኣዘጋዡ ዓማዊሉ ብታሕጓስ ኖዑ እናበለ ዝርከብ እዩ።

እዙይ ጥምታውን ታሪኻውን ዝኾነ ሕንፃ ናይ ሓረር በሪ ኢልና እንፈልጦ እንትኸውን ብ ዕድመ ብዙኅ ዓመታት ዝገበረ እዩ።

እዙ በርኻ እንትኸውን ኣብቲ በረኻ ኸዓ ስተፋናለዩ ዓይነታት ኣትክልትን ዝሓዘ እንተኾን ግመ ካብ ሰማይ ወሪዱ ኣብኡ ኣዕሪፉ ንሪዮ ኣለና

እዞም ተጐዓዝቲ እዚኦም ናይ ባሕሪ መጐዓእዝያ ዝጥቀሙ ዘለዉ እንተኾኑ ጃልባ ኢልና ብተሎምዶ እንጽዋዕ ዓይነት መጐኣእዚኣ እያ፡፡

እዙ ኔድሮቕ ተዋሂሉ ዝፍልጥ ናይ ሕንጸት ጕጅለ ዘተፍላሊ ዓይነታት ሠራሕቲ ዝሠርሕ እንትኸውን ከኸምና ኣብነት ኣብ መቐለ ሕክምና ሓገዝ ዝገበረ እዩ።

ኣብዙይ ማኅበረሰብ ዝተፋላለዩ ቤተ ሰባት እንትርከቡ መናይ መንነትናን ማኅበረሰብ ኣካዳድናናን ዝገልጽ እዩ።

እዝ ምልክት ወይ ድማ ኣርማ ናይ ድሬዳዋ ምኅዳር ኢትዮጵያ ኾይኑ ብፍላይ ድማ ኣብ ናይ ክልል ሃገራት መንግሥቲ ኢትዮጵያ ኣብ ፌዴራል ምዃናኽ ብዘተ መልከተ ኾይኑ ናይ ባዕላ ባንዴራን መለክትን መለለይን ኣልዋ ስለዙይ ድማ ንኡዩ ናይ ባዕሎም ዝኾነ ባንዴራ ምልክት መለለይ ዘለዎም ::

እንዳቦንና እዛ ሓፍትና ኸምንእርያ ዘለና ቦንና እንናፍልሐትን ከምኡ ኸዓ እናቀደሐትን እያ ዘላ ኣብ ቅድሚታ ኸዓ ዕምበባ ነርየ ኣለና።

እዙ ኣብ ኢትዮጵያ ኣብ ዋና ኸተማ ቃሊቲ ዘርከብ ናይ ጓሓፍ ናይ መጻረይ ከምኡ ድማ ሠራሕቲ ቕየሳን ሕንጸትን ዘሕብር እዩ::

እዘን ነሪአን ዘለና ደቂ ኣሸንዳ ተብሂለን ዝፍለጣ ናይ ኣሸንዳ ባዓል ዘኽብራ ዘለዋ ክወሮን ዘተፋላለዩ ዓይነታት ናይ በረኻ ዝኾኑ እጽወታተ መዕሪገን ዝረእያ ዘለዋ እየን::

እዘን እነና ውጽቂት ኢድ ሥራሕ ዝኾነ ናይ ስፈ ሰተታ ተጠቒመን እኽለን እነኣረያን እናበቆፃን ኢና እንዕዘበን።

እዞም እነርእኦም ዘለና ኣባላት ሰራዊትን ጶሊስን እንትኾኑ ኣብ ዘተፈላለየ ኽብረ ብዓላት መድረኽ ጨወታ እንተርእዩ እዩ።

እዙ ናይ ደጃዝማት ባለችዋ ሕክምና ሩስያ ቐይሕ መስቀል ዘኅብር እንትኸውን ናይ ኢቲጵያን ናይ ሩስያን ባንዲራታት ድማ ይርክቦ

እዛ እንርኣ ዘለና ዓይነት መኪና ዘመናዊት መኪና ወይ ከዓ ናይ ማሕረስ መኪና ትራክተር ተብሂላ እትፍልጥ ዓይነት መኪና እያ::

እዙ ናይ ኢትዮጵያ መልእኽቲ ኣገልግሎት ኣርማ እንትኸውን ዘተፈላለዩ መልእኽትታት ካቦታ ናቦታ ዘመኃላልት ዓይነት መራኸቢ እዩ::

እዙይ ኣቶም ናይ እርሳስ መጽረቢ እንትኾኑ እቲ ደጋዊ ኣካል ናይቲእርሳስ ብምጽራብ እቲ እርሳስ ብደንቢንኽጽሐፍ ዝገብሩ እዮም።

ዙይ ዮሓንስ ታደሰ ዝተብሃለ ናይ መኪና ኣቝሑት መላዋወጢ ዝርከወልን ዝሽየ ጸልን መደብር እዩ ኣብዙይ ዘተፈላልይ ናይ መኪና ኣቝሑት ኽንዕድግ ንኽእል ኢና::

እዝ ሜንቶወስ ተብሂሉ ዝፍለጥ ዓይነት ከሬመየላ እንትኸቡን ካብ ኣቝሑታት ስጶር ማርከት ዝኾኑ ሓደ እዩ እብዙይ ስጶር ማርከት ዝተፋላለ እዩ ዓይነት ኣቝሑታት ክርክቡ የሉ እዮም::

እዛ ሃፍትና እዚኣ ካብ ኮሚደረ ዘተውፅፅአ ናይ መልከዕ መስተኻኸሊ ወይ ከዓ ጽባቐ መማሐሽ ዙውዕል ንጥረ ነገር ትጥቀም ዘላ እያ፡፡

እዙ ቦታ እዙይ ናይ ሕንፃ ሥራሕእቲ ዝሥረሖሉ ቦታ እንተኸውን ዘተፈላል ዓይነታት ብሎኬት ተሠሪሖም ኣብ ዝግጅት ዝርከቡ እንተኾኑ እተን ሠራሕተኛታት ከዓ ንሥራሕ ዝኾኑ ብሎከት እናጐናካይ ይርከበ።

እዙ ኣርማ ወይ ከዓ ባንዴራ ኢልና እምስወ እንተኸውን ናይ ኢቲዮጵያ መርከብ መፍለይ ኣርማ ወይከዓ ባንዴይራ እዩ።

እዙ ከፍሉጣት ሰባት ሓደ ዝኾነ ደመቀ መኮነን ናብ ኣብ መራራሓን ኣባላትን እንትሕወስ ዘርኢ ምስሊ እዩ።

እዙ ባህላዊ መስተ ትግራይ ብፍላይ ከዓን ኣብ ምብራዓዊ ዞዋ ትግራይ ኣብ ከተማ ዓድግራትን ኣከባቢያኣን ዘፍለጥ ሜስ እዩ።

እዙ ካብ ጫማታት ሓደ እንትኸውን ን ደቂ ተባዕትዮ ወይ ከዓ ኣወዳት ገብርዎ ጫማ እዩ።

እዙ ኣቦዛትና ኣብ ቅዱስ ላሊቤላ ቤተ ክርስቲያን ኃይማናታዊ ስነ ሥርዓት እንተቕርቡ ዘርኢ ምስሊ እዩ።

እዙይ እኖርኦ ዘለና ናይ ኢቲያ ኤለክትሪክ ኣገልግሎት መፋለጢ እዩ ናይ ኢትዮጵያ ኤሌክትሪኽ ኣገልግሎት ዝተፈላለዩ መብራህትታት ዘርጊሕ ኣብ ኣገልግሎት ዝርከብ እዩ::

እዙ ናይ ፌዴራላዊ ዴሞክራስያዊ ሪቤፕሊክ ኢቲኢትዮጵያ መንግሥቲ እንትኸውን ብዝተፋላልየ ምኽንያት መግለጺ እነሃበ ይርከብ ::

እዙ ኣብ ቅዱስ ላሊበላ ቤተ ክርስቲያን እቶም ተኸተልቲ ኃይማነት ኣብኡ ጸሎት እናገበሩን መብራቲ ሒዞም እናጸለዩን ይርከቡ።

ኣብዙይ እንሕዝዎ እዘን መኻኺን እንትንቃሳቐሳ ኸለዋን ካብቲ መንገዲ ወፃኢ ኸዓ እዛማሽን ኽትሠርሕ ከላ እናዀዓተት ሓመድ ኣወራ ተልዕል ኣላ::

እዙ ጋዜጣዊ መግለጺ ናይ ኢቲጵያ ሰውኦ መሰላት ኮምሽን ከምኡውን ዝተፋላለዩ ናይ ወጭም ምንዛሬ ዝገልጽ ጋዜጣ እዩ

እዙይ ዓይነት ምግቢ ናይ ዓእሣን ውፂት ዓሣን ምግቢ ኾይኑ ንኽይባላሸው ተዓሽጉ ዘተዛጋጀወ ዓይነት ምግቢ እዩ።

እዙ እንርእዮ ዘለና ናይ ወጋሕታ ዘሎ ኲነታት ቀይሕ ጸሊም ዝቐድድ ዘሎ ዝመስል ብጥዓሚ ደስ ዝብለካ ግዘ እዩ።

እዙ ቤቲ ሕርዲ እንትኸውን ከም ከፍቲ ኣጣል ዝወሉ እናታ ሓረዱ ዝሽየጡሉ ብሚዛን እናተ መዘነ ዝሽየጡሉን ንለዋወጡሉን ቦታ እዩ።

እዛ መኪና ዚኣ ብ ድሕሪታ ክፍቲ ኾይና ንፅዕነት እንጥቀመላ እንትኸውን ዘተፈላለዩ ሰባት ተፃዒኖም ኣብኣ ይጐዓዙ ኣለዉ።

እዞም እኖሪኦም ዘለና ናይ ጵሮቴስታንቲ ኃይማኖት ተኸተልቲ ዝኾኑ ኣብ ሥርዓተ ኣምሉኾን ጸሎትን ከም ዘለዉ እዩ ዘርአና።

እዙ መገየጽ መመላኽዕን እንትኸውን ኣብ ገጽና ዘተፈላለዩ ዕምፍሩር ነገር እንተወፂኦምና ወይ ከዓ ጸሊም ጸሊም እንተሃልዎ ንኡ ንምልጋስ ነላኽዮ እዩ።

እዚኣቶም ኣልኮላዊ መስተ እንትኾኑ ኸምኒ ሜታ ኣልኮላው መስተ ፣ቅዱስ ጀወርግሥ፣ ኣልኮላዊ መስተ ሃረር ኣልኮላዊ መስተን ዘተፈላለይ መስተታትን ዝሓዘ እዩ።

እዙኣቶም ሕፃውንቲ ኦእምሮኦም ኒምሕዳስ ናይ ዘተፋላለየ ዓይነታት ቕርጻ ቕርፂ ዘለዎም ኮይኖም ማኅተም እዮም።

እዞም ማኅበረ ሰብ እዚኦም እቲ ዝረእቲ ኣብ መንታይ ኲነታት ከም ዘሎ እናተዓዘቡ ዝርከቡ እንትኾኑ ኣብቲ ምስሊ ካብ እንርእዮ ዘለና ዓይነት ዝረእቲ ስገም ተብሂሉ ዝፍለጥ እዩ።

እዙ እንሪእዮ ዘለና ኃውና ናይ ጫማ ምጽራግን ምስ ፋይን ዝሠርሕ እንትኸውን ብተሎምዶ ልስትሮ እናበልና እንጽወዖ ናይ ኣታዊምና መዕበይ ሥራሕ እዩ።

እዚ ካብ ባህሊ ዓድና መግለጽ ዝኾነ ሓደ ኣቋላልባ ቡና ኣቃራርባ ቡና እንትኸውን ቡንና እናተቖልወ ዕጣን ኣብ ጐኑ ቐሪቡ ናይ ቡና ዘሎ ከይዲ ኣቀራርባ ዝገልጽ እዩ።

እዙ ኣብ ጐንደር ዝርከብ ቤተ መንግሥቲ ፋሲለ ደስ እንትኸውን ብ ታሪኹነቱን ዕድመ ኣገልግሎትን ነዊሕ ዕድመ ዝጸንሐ እዩ።

እዙይ ካብ መጋያፅን መመላኽዕን ሓደ እንትኸውን እዙይ ብባህላዊ መንገዲ ካብ ድንች ኣዘጋጄን ዘጥቆማሉ መመላኽዒ እዩ።

እዙ ናይ ፌደራላዊ ዲሞክራስያዊ ሪፑብልክ ኢቲጴያ ናይ ወፃኢ ጉዳይ ምንስተር ኣርማ እንትኸውን ምንስተር ወፃኢ ጉዳይ ዝተፈላለየ ዓይነታት ጉዳይ ወፃኢ ዝምልከት እዩ።

እዙይ ብዘ ተፈላለዩ መገየ ጽታት ዘመዓረገ እንትኸውን ኣብ ጐኒ ተስቕ ኢሎም ዘለዉ ዘተፈላለዩ መሽረፈት ቀርሀት ከምኡውን ኣብ ታህቲ ኸዓ ጐብላ ዝተፈላለዩ ናይ ጣውላን ናይ ሓጺንን ወንበር እዮም።

እዘን ንርእን ዘለና እንስሳ ኣድጊ ተብሂልን ዘፍለጣ እንትኾና ዘተፋላልየ ዓይነት ጽዕነት ተጻዒነን እናተ ጐዓዛ ይረከባ።

እዙ ስዋ ተባሂሉ ዝፍለጥ እንትኸውን ኣዲታትና ካብ ዝተፈላለዮ ዓይነታት ዘራእቲ ብምቅማም ሰንኪተን ኣብ ጥቅሚ ዘውዕለኦ እዩ።

እዙይ ኣያት ዘተብሃለ ጕጅለ ዝሠርሖ ኣብ ኢቲጵያ እቲ ዝዓብየ ናይ ዕዳጋ ማእኽል ከምኡ ኸዓ ናይ ንግዲ ሡዉቓትን ኣብ ምሻጥ ዝርከብ እዩ።

እዙ መኰረን ተባሂሉ ዝፍለጥ ካብ ዝተፈላለዩ ዕዳጋታት ብምግዛ ንምግብነት እንጥቆመሉ ኣይነት ምህርቲ እዩ::

እዞም እነሪኦም ዘለና ናይ ቤተ ክርስቲያን ኣገልገልቲ ዝኾኑ ሰንበት ተምሃሮ እንትኾኑ መዝሙር እናቕረዉን እዝኃውና ኸዓ ነጋሪት እናወቕዐን ይርክብ።

እዙይ ብዙኅ ዘገልገለ ገዛ እንትኸውን ኣብ ከይድ ሕድሳት ከም ዘድልዮ ዘመልክተና እንተኾን ኣብቲ በሪ ኸዓ ቖልዓ ቅጫ ኂዙተቐልቂሉ ኸም ዘሎ የመላኽተ።

እዙ ናይ ቤቲ ትምህርቲ ሓበሬታን ተፈጥሮ ሳይነስን ከምኡውን ውድድራዊ ሳይነስን ኣዲስ ኣበባ ዘኅብር ናይ ቢሮታቱ ቊጽርታት ዘመላኽትን መፋለጥ እዩ፡፡

እዙይ ናይ ሃገር ኤርትራ ኣብ ኣስመራ ዝርከብ ዓለምለኻዊ መዕርፎ ነፈርቲ እንትኸውን ኣብኡ ዝርከብ ከዓ ናይ መጽለሊ ቦታ የርየና፡፡

እዘን እንርየን ዘለና ብዓልቲ ጸጋዕ ዕድሚ ዝኾና ሰበይቲ ንሓደ ዓመት ዘኣክል በብ መዓልቱ ናይ ማራቶን ርሕቐት ዝጐያ ቤልጀማዊት ብዓልቲ ሓሽክሙስን ዘመዘገባ እኖ እየን።

እዙ ካብ መዓርን ስዋን ዘሥራሕ እንትኸውን ብፍላይ ኣብ ምብራቓዊ ዘባ ትግራይ ከተማ ዓድግራትን ከባቢኣን ብበዝኂ ዝዘውተር ዓይነት መስተእ እዩ።

እዚ ኃዉና ዘተፈላለዩ ዓይነታት ደርሆ ኣብ ማእገሩ ተሸኪሙ ናብ ዕዳጋ ነመሸጣ እንተውሩዶም እዩ ዘመልክተና::

እዚ ብጥዕሚ ጥንኩር ዝኾነ ውፂት ቖርወት ጫማ እግርና ካብዝ ተፈላለየ ሓደጋ ኽካላ ኽለልና ዝኽእል ዓይነት ጫማ እዩ።

እዙ ኣብ ናይ ግሊ ትመርቲ ቤታት ክንረኾ እንኽእል እንትኸውን ሕፃውንቲ ንኸይድ ብሮምን ሕልን ኦም ነኽ ልሖም ንኽምመሃሩን ድኅሪ ትምህርትን ቅድሚ ትምህርትን ዘጫወትሉ መጫወት እዩ።

እዙ ጨወታ እዙይ ኣብ መንጎ ክልተ ተፃረርቲ ዝኾኑ ጋንታታት ዝግበር ናይ ጨወታ ለውጥ እንትኾን ዂዑሶ ኢድ መርበብ ተብሂሉ ይፅዋዕ።

እዙ ዓይነት ጫማ ንእግርና ምችውን ኣስጥም ኣቢሉ ዘኅዘናን ንስጶርቲ መውዛሕት ግዘ እንጥቆመሉ ዓይነት ጫማ እዩ።

እዞም እንሪኦም ዘለና ኣብ ዝተፈላለዩ ድንኳናት እንረኽቦም ክኾኑ ከለዉ ንሕፃውንቲ መንጻረይ እንጥቆመሎም ዓይነት ኣቝሑ እዮም።

እዞም ኣቝሑታት እዙኦም ዘተፋላለዩ ዝተጠቐምናሎምን ክንጥቆመሎም ዝደለናን ወረቓቕቲ እነቐምጦሎም መቐመጢ ወረቓቕቲ እዩም።

እዛ ጐማ ናይ መኪና ንፋስ እናመለእት እንተርከብ እታ ኣብኡዘንሃ ማሽን ከዓ ነታ ጐማ ንፋስ እትመልእ መሣርሒት እያ::

እዙይ እኖርዮ ዘለና ፍሉጥ ደራፊ ኦሮምኛ ቋንቋ ዝኾነ ኣሊብራ ዝተብሃለ ሰብ እንትኸውን ብዘተፈላ ልዩ ዓይነት ሙዙይ ቃታት ኦሮምኛ ይፍለጥ።

እዚ እነርእዮ ዘለና ካብ ናይ ኢትጴያ ብሔር ብሔረ ሰባት ሓደ ናይ ደውዋዊ ክልል ብሔረ ሰብ እንትኸውን እዙ ናይ ጾጕሩ ንድኅሪት ሓደ ቅስ ኣቢሉ ኣብ ቅድሚት ኣሲር ወዘርከብ ዓይነት ኣሠራርኀ ጸጕሪ እዩ::

እዞም እንርኦም ዘለና ተኸተልቲ ኃይማኖት እስልምና እንትኾኑ ናብ ቤተ እምነት ብሓባር ኮይኖም እንትኸዱ ኸለዉ እዩ።

እዞም እንሪእኦም ዘለና ሕጊ ኣኽበርቲ ዝኾኑ ናይ መፍለይ ክዳን ተኸዲኖም ብተንቃሳቐሲት ክልተ እግራ ዝኾነት መጐዓዚት እናተንቃሳቐሱ ይረከቡ።

ብባህልና መሠረት ሓደ ዕቢ ዝበለ ወይ ከዓ ብናይ እምነት ዝበልጸና ሰብ ቖሪሱ ምግቢ ክዕድለና ከሎ ዘመልክት እንትኸውን እዞም ኣቦነ ኸዓ እናቖረሱ ይዕድልዎም ኣለው።

እዙይ ማሽን እዙይ ዘመናዊ ማሽን መጎጎ እንትኸውን ናይ መብራህቲ ኃይሊቢ ምጥቃም እንጀራንምስንካት ዝጠቕመና ዓይነት መሣርሕ እዩ።

ካብዙይ እንዕዘቦ ናይ ሰራዊት ምክልኻል ሃገር ዝኾነት መኪና ዝተፋላልየ ጽዕነት ተጻዒና ተሸፊና እንትንቀሰቓስን ኣብ ድኅሪታ ኸዓ እቶም ሠራዊት ከም ዘለዉን የርእየና።

እዘን እኖ ናይ ዘተፋላለዩ ሥራሕእቲ ሽኽላ ኸምኒ ጀበና ዕትሮ ዝበሉ ውፂኢት ባህላው ሥራሕቲ ዝኾኑ እናሠርኃ ዘርከባ እኖ እየን::

እዞም እኔሪኦም ዘለና ኣኃትና ዲያቋናት መስቀል ኂዞም ወንጌል ክሰብኩ ኸለዉ ዘርኢ ምስሊ እዩ፡፡

እዙ ዘተፈላለዩ ዓይነት ልሱልሳት መስተ ክንረኾልን ክንእድጐሉን እንኽእል ቦታ እንትኸውን ካብዙይ ኲሎም ዓይነት ልሥሳት መስተ ክንረክብ ንኽእል::

እዞም ኣቦ ሓደ ነገር ኣብቲ ድኅሪ መስጊድ ኮይኖም እናተዓዘዉ ዘሎቡ እንትኾኑ እዝቦታ እዙይ መስኪድ ተብሂሉ ናይ ሙስልም ኃይማኖት ናይ ኣምልኮ ሥርዓት ዘኽበረሉ እዩ።

እዝ ኣርማ እዙይ ናይ ኢትጵያ ኃይል መብራቲ ኣርማ እንትኸውን ናይ ኢቲጴያ ኃይሊ መብራቲ ንዘተፋላለዩ ናይ ገዛን ናይ ደገን ዝኾኑ መሣረሕታት ንምንቅስቓስ ዝጠቅም እዩ።

እዙ ኣብ ገዛውትና ዝርከብ ናይጣውላ ሥራሕ ዝኾነ ንመቐረቢ ምግብን ኮፊልና ንመጫወትን ዝጠቅም ምግቢ መስተ ኣብቲ ዝዋኑ ተኣኪብና ብሓደ ንክንሰቲ ዝጠቕመና እዩ።

እዙይ እነርዮ ዘለና ዓይነት ምግቢ ክትፎ እንትኸውን ብ ኣስሞሪኖ ከምኡውን ጕዕ ተቓሚሙ ስርከብ እንተኾን በፍላይ ከዓ ኣብ ወላይታ ብበዝሒ ይፍለጥ::

ኣብዙይ ከም ንዕዘቦ ካብ ዕምፀይትን ብረትን እንሠርሖ ዓረበያ ተብሂላ እትፍለጥ ተጠቕሙ ዝተፋላለየ ሸኽሚ እናጓዓዓዘ ይርከብ።

እዙ ካብ ዝተፋላለዩ ኣትክልታት ተጣሒኑ ዝዘጋጃ እንትኸውን ፤ካብ ዝተፈላለዩ ሱራት ተዘጋጅ ን ናይ ገጽናን ናይ ዘተፋላለዩ ኣካላትናት ዕምፍሩር ንምጥፋ ዝጠቅም እዩ።

እዙይ ካብ ባላዊ መጐታት ሓደ እምትኸውን ከም ኲትፎ ጥፍሲ ከምኡዉን ኣልጫ እምትኸውን ብጣዓሚ ምቁርን ሰሓብን ስኾነ ዓይነት ምግቢ እዩ።

እዙይ ካብ ዓይነታት ሰብ ሥራሕ ጸባ ዘኾኑ ሓደ እንትኸውን ሕፃውንቲ ንኽትቀሙሉ ኢልና እንዕድጎ ዓይነት ውፂእት ጸባ እዩ::

እዚ ካብ ተፈለቲ ሰባት ዝኾኑ ነባር ጥዕና ምንስተር ኢቲጵያ ዝነበረት ልያ ታደሰ ትበሃል እንትኸውን ን ተወሰኑ ዓመታት ጥዕና ምንስተር ኮይና ኣግልግላ እያ።

እኔሪእኦም ዘለና ጶሎቲካዊ ምንቀ ሥቓስ ኣብ መኪና ዝባን ከይዶም ዘንቃሳቓሱ ዘለዉን ባንዴራ ናይ ኦሮሞ ናፃነት ግምባር ኂዞም ኣለዉ።

እዘን ብዕድሜ ዕፊ ዝበላ እኖ ነቶም ኣብኡ ዘለዉ ዓበይቲ ኣቦታትን ቖልዑን ቅጫ እናሃውኦም የረከባ።

እዞም ናይ ከተማ ዓድግራት እት ርከብ ጋንታ ወልዋሎ ብስክልት ኣባላት እንትኾኑ ኣብ ዘተፋላለዩ ቦታታት ዝተፈላለይ ምንቀሰቓሳትን ውድድራትን እንትገበሩ ዝርከቡ እዮም።

እዙ ካብ ናይ ገዛ እንስሳት ሓደ ዝኾነ ጢል ተብሂሉ ዝፍለጥ እንትኸውን ምስ ሰብ ቀሪቡዝ ዝነብርን ወዲ ሰብ ንዘ ተፋላለዩ ጥቕምታት ባዕሉ ዘራውሖን እንስሳ እዩ።

ኣብዙይ ዝተፈላል ገዛውቲ እንትንመልከት በቲ መንጎ ገዛውቲ ናይ መኅለፊ ሰብን ሠለስተ ዝእግራ መኪናን ዘለዎ እንትኸውን ብኡቓ ይንቃስቐሱ ኣለዉ።

እዙኣቶም ዘተፋላለዩ ውፂት ገደና ዝኾኑ ኸምኒ ጕዕ ፣ድንሽ፣ ቀይሕሡር ፣ጥሉል ጎመን ማሣሰሉ ውፂእቲ ኣትክልቲ ዝኾኑ እዮም።

እዞም ተፃወቱ ዂዑሾ ናይ ኣርባ ምንፂ ከተማ ኣብቲ ጨወታ ሣልሳይ ደረጃ ብምዃን ዓወት እተመዘግም ኣብቲ ጨወታ ዝገብሮ ዘሎ ንጥፈትን ዘርኢ እዩ።

እዞም ኣቦታት እንሪእኦም ዘለና ናይ ዘተፋላለዩ ኃይማኖታት ተኸተልቲ እንትኾኑ ብሓደ ኮይኖም ሓድነትን ኅብረትን ዘንጸባርኡ ዘለዉ እዮም።

እዙይ ካብ ባህላዊ መመላኻዕታት ሓደ ኮይኑ ገጽና ብዘተፋላልዩ ዕምፉረናት እንትወጾ ብ ካብንቋቁሕን ካብዙይ ኣትክልትን ኣቃሚምና እንሠርሖ እዩ::

እዙይ ብተሎምዶ መሣልል ወይ ከዓ መደቢ ኢልና እንጽዎ እንትኸውን ዘይነርክዎ ነገር ንመውራድ ዝጠቕመና እዩ።

እዙ ኣቦ ነታ ጓሉ ሓቝፉ ጸባ ኂዙ ጸባ ኽስትያ እናመኮረ ዘርከብ እንትኸውን ጸባ ኸዓ ንሕፃውንቲ ብጣዕሚ ኣገዳሲ እዩ።

እዙ ናይ ወጋግን ቊጥዋ መፋለጢ እንትኸውን ብተንቃሳቕ ስልክና ተጥቕ የምና ናይኣይር ትከት ምቑራጽ ገንዘብ ናብ ካሊ ሰብ ምተሕለላፍ ናይ ትምርቲ ቤት ክፍሊት ምኽፋል ከምንኽእል ዘኅብር፡፡

እዛ ቖልዓ ኣብ ድኅሪ ገደና በቲ ድኅሪ ገዛ ኾይና ኣብቲ ኩምራ እምኒ ኮይና ዝኾነ ናብካሊ ነገር እናብ መዓደወት ትርከብ::

እዞም ቶምሃሮ ሓደ ዓይነት መፍለይ ዲብዛ ተኸዲኖም ኣብ ቤትምህርቲ ኣከባቢ ኲሎም ብርጭቆ ማይ ሒዞም ይረከቡ።

እዙ ቤት ምግን መስተን እንትኸውን ዝተፈላልዩ ዓይነታት መስተ ዝረከቡሉ ከምኡውን ምግቢ እንበልዕሉ ቦታ እዩ

እዙ ባትሪ ብተሎምዶ ላንባዲና እናተብሃለ ኣብ ሓደ ሓደ ክባሚ ዝፍለጥ ንመብራቲ ዝጠቕመንና ናብ ዝተፈላለዮ ኣብ ጸልማት ጊዜ ንምንቂስቓስ ንመብራትን ንጥቆመሉ እዩ።

እዙኣ ካብትን ፈጣናት መኰዓእዚያ እንብለን መቋዓዚያታት ሓንቲ እንትኸውን ባቡር ኢልና ብተሎምዶ እንጽዋዓ ዓይነት መጐዓእዚያ እያ።

እዙይ ካብ ዘተፈላለዩ ቦታታት ዓድና ዘመላኽት እንትኸውን ዓድና ብዘተፈላለዩ ንዓይኒ ሰሓብትን ብጥዓሚ ማረኽትን ዝኾኑ ጐወታትን እምባታትን ዘተኸበበት ምዃና ዘርየና እዩ።

እዙ ዕርሳስ ተብሂሉ ዝፍለጥ ኮይኑ ንጽሕፈት እንጥቆመሉ ከምኡውን ዝተፈላለዩ ሥእልታት ንምስኣል እንጥቆመሉ እዩ እዞም ኣርባዕተ ብታህቲ እንርእኦም ዘለና ሙሉእ ንጽሕፈት ተዳልዮም ተ ዘጋጅም ተቖሪጾም ዘለዉ እዮም::

እዞም እንርእኦም ዘለና ቖልዑ ጨወታ ዂዑ ሸኢድ እናተ ጨወቱ እንትርከቡ እቲ ቖልዓ ከዓ ነጢሩ ነታ ዂዑሸ ንምውቃ ናብኣ እናጠመተ ይረከብ።

እዘን እንርኤን ዘለና ዘተፋላለያ ዓይነታት ጃለባ እንትኾና ኣብ ማይ ንምጐዓዓዝ እንጥቀመለን መጕዓእዝያ እየን።

እዞም ሰባት እዚኦም ዝተፈላለዩ ታሪኻውን ጥንታውን ዝኾኑ ቦታታትን ሓድግታትን ንምግውናይ ኣብ ከይዱ ጕዕዞ ዝርከቡ እንተኾኑ ናብ ዝተፈላለዩ ቦታታት ከድና ዝተፈላለዩ ታሪኻታትና እንዕ ዝበለ ኸይዱ እዩ።

እዚኣቶም ካብ ጥንታውያን ታሪኽ ወለድታትና ሓደ ዝኾኑ ቕርጻ ቕርጽን ሓወልትታትን እንትኾኑ እዞም ኣደነቕቲ ዝኾኑ ናይኣቦታትና ቕርሣ ቕርሲ ገሊኦም ጠጠውዊ ኢሎም ገሊኦም ከዓን ወዲቖም ዝርኮቡ እዮም::

እዞም እነሪኦም ዘለና ቶምሃሮም ዝተፋላለዩ ቶምሃሮታት ኣብ ትምህርቲ ከይዶም ብሓደ እንዳተጫወቱን እንዳጨርሑን ዘርኢምስሊ እዩ።

እዙ መንበሪ ገዛ እንትኸውን ብዓል ሠለስተ ደብሪ ዝኾነ መንበሪ ገዛ እዩ ብዘማናዊ ኣሠራርሓ ከዓ ተሠሪሑ ይርከብ።

እዙይ ካብ ተፈለቲ ሰባት ሓደ ዝኾነ ሙላቱ ኣስታጢ ቄ ዝበሃል እንትኸውን ኣቦጃዝ እናተብሃለ ዝፍለጥ ፍሉጥ ኣርቲስት እዩ።

እዛ ሓፍትና ካብ ዘመናዊ ኣሳፋፍያ ኽዳን ዝኾነ ዘተፋላል ዓይነታት ቅዲ ኸም ዘለዉ እተፋልጠና ዘላ ናይ ሥርን መይ ላዕለዋይ ክዳኒ ገይራ ኣላ።

እዛማሽን እዚያ ሰፋይት ማሽን እንትኸውን ዘተፈላለየ ዓይመታት ክዳውቲ ብዘተፋላለየ ዓይመት ቕርጽን መልከዕን ምምስፋይ እንጥቀመላ እያ።

እዙ ኣብ ዝተፈላለዩ ዕዳጋታት እንረኽቦ ኅርጭ ጸባ እንትኸውን እዙይ ብዝህም ዝበለማይ ብምብጽባጽ ን ቖልዑ ከም ጸባ ክሰትይዎ ዝጠቅም እዩ።

እዙ ብዝተፈላልዩ ዓይነት ጎወታት ዝተመልአ እንትኸውን ኣብኡ ዘተፈላልየ ዓይነታት ቀርጽ ዘለዎም ታሪኻውያን ጎበታት ይረአዩ ኣለዉ።

እዚ ዘርኤና ምስሊ ኣብ ማሕበረሰብና ብዝተፋላልየ ባህሊ ን ጨወታ ኰፊሉ ብሓደ ከምዘውግአን ከምዝጫወትን የመልክተና።

ኣብዙይ ከምነእዘቦ ኣብ ንግዲ ቦታ እንትኸውን ዘተፋላለዩ ዓይመታት ሽጕርቲ ኮሚደረ ጎመን ከምኡውን ዘይቲ ዘተዓዳደገሉ ቦታ እዩ።

እዙ እንርእዮ ዘለና ዘመናዊ ዓይነት መሣርኂ እንትኸውን ቦንና ንምውቃጥ ወይ ከዓ ንምጥሓን ዝጠቕመና መሣርሒ እዩ።

እዚ እርሳስ ተብሂሉ ዝፍለጥ ን ዝተፈላለዩ ሥእልታትን ንጽሑፍን እንጥቀምሉ እንተኾን ኣብ ምጫፉ ናይ መድምሰስ መጥፊኡ ዘተጋገናዮ ዘለዎ እዩ::

እዙይ ዘመናዊ ኣቓሓ እዙይ ንዝተፋላለዩ መሳርሕ እንጥቆመሉ እንትኾን ጸጕርና ንምስተኽኻል ከምኡውን ጭሕመና ንምልጻይ እንጥቆመሉ እዩ፡፡

እዙይ እንርእዮ ዘለና ካብ ብጥዕሚ ገዘፍቲ ዝኾኑ ትቦታት ዝሥራሕ ዘሎ ናይ ማይ መመንጨዊ ናብዘ ተፈላለዩ ቦታ መካፋፈልን እዩ።

ሰላም ሕትመት ምፍላጥን ዘተፋላለዩ ከናት ይራታት መተዋቅኣታት መጺሀታት ከምኡውን ብራር ወረቓ ተኽሠርሕ ከም ዘኽእል ይኅብር።

እዚ ናይ ቲሌብር መፋለጢ እንትኸውን ሎ መዓንቲ ብንእሽተይ የቆጥቡ ጽባሕ ኸዓ ብዓቢዪ ይሕሰቡ እናበለ ዘ ኣፋሉጦ መፋለጥ እዩ።

እዙይ ሓኪም ብዓልሞያ ዝኾነ ነዞም ኃሚሞም ደቂሶም ዘለዉ ኣቦና ብዝተፈላለይ መሣራሕታት ተጠቐሙ እናታኻታተሎምን ኲነታት ጥዕነዎም እናረጋገጸን ይርከብ።

ኣብ ማኅዋራዊ መናዋውሩና ልጽዕነት እንጥቆምሎም ዝተፋላለዩ ኣእዱኽ ተጠቕምና ናብ ዝተፋላለዮ ቦታ ጽዕነት ከምነንቀሳእስ የመልክተና።

ኣብዙይ ክንዕዝቦ እንኽእል ዞም ክልተ ሰባት ፉሉ ናይ መለለይ ኣኽበርቲ ሕጊ ዝኾነ ኽዳን ተኸዲኖም ኣለዉ።

እዙ ብተሎምዶ መቐስ ኢልና እንፈልጦ ንወረቓት መቕደድን ምቝረጽን ከምኡህን ጸጕሪ ምቝረጽ እንጥቀሙኣ ዓይነት መሣርሑ እዩ።

እዙ እንርዮ ዘለና ተፈጥራዊ ቦታ በዓቲ ተብሂሉ ዘፍለጥ እንትኸውን ዘተፋላልዩ እንስሳ ክነብሩሉ ይኽእሉ እዮም።

እዞም እንሪኦም ዘለና ሕጊ ኣኽበርቲ ብ መኪና እንትኸዱ እተለዉ ግዲትኦም ከዓ ሰላምን ጸጠታን ናይሓደከባቢ ምሕላው እዩ::

ኣብዙይ ኸምልዕ ዞቦ ኣልኮላዊ ወስተት ዝኾነ ኣብ ብርጭቆ ተቐዲሑ ከብኡውን ኣብቲ መታሕዚኡጡርሙስ ዘርከብ ብብ ልምዲ ወይኒ ኢልና ንስውዖ እዩ።

እዞም እንርእኦም ዘለና ናይ ሓደ ማኅበረሰብ ተኣኪቦም ብሓደ እንትዙትዩን ብሓደ ኾይኖም እንትጫወቱን ዘርአና፡፡

እዞም እነሪኦም ዘለና ተምሃሮ ፈተና ኣብ ከይዲ እንትርከብ ፈተንኦም ብጉብእ ነናይባዕሎም ካብ ዘንበብዎን ዘጽንዑዎን ንምሥራሕ ኮፍ ኢሎም ይርከቡ።

እዚ ወረቐት መሣሊ ዝኾነ ሉስሉስ ነገር ንመናፈጥን ንዝ ተፈላለዩ ኣቝሑ ንመዳረቕን እንጥቆመሉ ሉስሉስ ወረቐት እዩ::

እዙ ቤት ምግብን መስተር ንኣማዊ ኢሉ ሙሉ ዝግጅት ወዲኡ ኣብ ከይድ ዓማዊ ሉ ንምሕጓስ ዝገብሮ ዘሎ ብቕንዕናን ተጸባይነትን ዘርኢ እዩ።

እዙይ ካብ ጣውላ ዝተሠርሐ ንዝተፈላለዩ ዓይነታት መፍትሕ መንጠልጠል ወይ ከዓ መስቀሊ እንጥቆመሉ ምስማር ኣብ ጐኑ ተወጊኡ ዝተፈላለይ ዓይነታት ቊልፊ ዘንጠልጠልዳሉ መሣርሕ እዩ።

ኃውና ዝተፈላለየ ዓይነታት ብርጨቕ ንመሸጣ እናውዓለል እናሽጠን እንትረከብ፤ መነባብርኡ ንምልዋጥ ከዓ ናይ ግድን ክሠር ስለ ዘለዋ ሠራሓ ኸፊቱ ይሸይጥ ኣሎ።

እዙ ድንኳን እዙ ዝተፋላልዮ ባንታትን ከምኡውን ደራብ ብስኲትትን ንምግብነት እንዕድጐሉ ቦታ እዩ።

እዙይ ቀሊል ማሽን እንትኸውን ዝተፈላለዩ ዕንጨትታት ንምቁራጽ ዝጠቕመና መጋዝ ኢልና እንጽወዐ ዓይነት መሣርሒ እዩ፡፡

እዙ ብተሎምዶ ሜንቶስ እናበልና እንጽውዖ ዓይነት ከረሜላ እንትኸውን ንመቐረት ዘለዎ ኾይኑ ኣብ ኣፍና እናመወፅና እንጥቆምሉ እዩ።

ኣብዙይ ከምንዕዞ ውፂት ዕንጨይቲ ዝኾኑ ዘተፋላለዮ ዓይመታት ኣርማድዮ ከምኡውን ዓራት ካልኦትን እዩም።

እዝ ኣርማ እዙይ ናይ ኢትዮጵያ ማኅበር ቀይሕ መስቀል ኣርማ እንትኸውን እዙይ ትካል እዙይ ኣብዘተፈላለዮ ናይ ሠናይ ሠራሕ ዘሳተፍ እዩ::

እዙ ካብ ባህላዊ ኣሠራራሓ ሄሁ ወይ ከዓ ምኼዳ ዘበሃል ዓይነት ሥራሕ እንትኸውን እዘን ፈረሳት ሁሀ እናተብሃላ የረከባ።

እዙ ናይ ንግዲ ሥራሕ እንትኸውን ኣብ ወሰን መንገድታት ብምዘርጋ ዝግብር ከም ደቂቕ ለይሙን ቃርያን ካልኦትን ዘንገደሉ እዩ::

እዙይ ካብ ኣይነታት ጫማ ሓደ እንትኸውን ዱፉን ኮይኑ ካብ ዘተፋላለዩ ኣይነታት ሓደጋ ክካላኸልና ዝኽእል ኣይነት ጫማ እዩ።

እዙይ ብጣዕሚ ሳሓብን መራኽን ዝኾነ ብዝተፈላለዩ ዕምባባታትን ናይ ቈጽሊ ቕርጽ ዘለዎም ሰሕብቲ ነገራትን ዘተጸባበቐ እዩ፡፡

እዙ ኣብ ናይ ቐዳማይ ዓመት ልደት ዝኽበር ዘሎ እንተኾን ርሑስ ብዓልደት ዝብል ዘተፈላልዩ ናይ ፍሕኛታት ዘለውዎ እዩ።

ዘንእንዕዘበን ዘለና ወላዲት ዕንቄይቲ ተሸኪመን እናኸዳ እንተኾና ብፍላይ ብፍላይ ከዓ ኣብ ገጠራ እማ ቦታታት ንምግቢ መሥረኂ ዝውዕል እዩ።

እዙ ሻራ ጫማ ኢልና ንፈልጦ ወይ ከዓ ንስጶርቲ መጫወቲ እንጥቆመሉ ዓይነት ጫማ እንትኸውን ቕልል ዝበለን ንእግርና ሙችብ ዝኾነ ዓይነት ጫማ እዩ::

እዙ ወለድና ዝተፋላለዩ ውፂት ዕዳጋታት ዝኾኑ ከም ሽጕርቲ ዝበሉ ዘተዓዳደጉሉን ዝሸጡሉን ቦታ እንትኸዉን ዝተፋላለየ ማኅበረ ሰብና ዝእክበሉ እዩ::

እዞም ኣባላት ሥድራ እዚኣቶም ደቆም ሓቂፎም ባዕልቶም እናተጫወትን እናሰሓኡቁን ንደቆም ዘካናኾኑ ሥድራ እዮም፡፡

እዙ ፍቕሪ ክስካዕ መቐብር ዝብል ብ ሓድስ ዓሎማይሁ ዘተጽሓፈ መጽሓፍ ብዙኃት መፍቀርትን ኣንበብትን ዘለዎ ዓይነት ልቢ ወለድ እዩ

እዙይ መጺሐት እዙይ ሓደ ካብቶም ናይ ጥዕና መድኅን ዝብሃሉ መፋለጢ ዝኾነ መጺሔት እንትኸውን ንወሑስ ጥዕናና መጀመርያ ኽንዕቊር ከም ዘለና ይሕብር።

እዛ እነ ሪኣ ዘለና ዘመናዊት ዓፃዲት ማሽን መኪና እንትኸውን ዝተፋላለዩ ዘራእቲ ብፍጥነት ንምዕጻድ እተጠቕመናን ብግዜኡ ዘራእትና እትእክበልናን እያ።

እዙ ጊዜያዊ ምመኅዳር ትግራይ ዝኾነ ኣይተ ጌታኸዉ ረዳ ተባሂሉ ዘፍለጥ ናይ ትግራይ ኣብዝኅ ዝ ግዘ ዘመሓድራ ዘሎ ሰብ እዩ።

እዙ ናይ ኣትክልቲ ፍራመረን መሸጢ ቦታ እንትኸውን ንኣብነት ከምኒ ኣራንሽ ኣፌካዶ ሙዝ ከምኡውን ማንጎ ዝተማሣሰሉ ዝርከበሉ እዩ፡፡

እዚኦም ባንዴራ ወይካ ኣርማ ሃገር ኤርትራን ሃገረ ኢቲብያን እንተኾኑ እቲ ብላዕሊ እኖሪዮ ዘለና ባንዴራ ሃገር ኢቲብያ እንተኸውን እቲ ብታሕቲ ዘሎ ኸዓ ባንዴራ ሃገር ኤርትራ እዩ።

እዘን እኖና ምስክል እተደቅን ኮይነን ቕጫ ኣብ ምቕሎ እናሰንከታ ይርከባ ቕጫ መቕሎ ንምግምነት እንጥቆመሉ መቊር ዓይነት ምግቢ እዩ::

እዚኣቶም ውፅኢት ኣሕምልቲ ዝኾኑ ኸምኒ ቖስጣ ዝበሉን ከምኡ ኸዓ ኣዝሞሪኖ ኢልና እንፈልጦ ዓይነት ተኽሊ እዩ።

እዘን ኣኅዋትና እዚን ኣብ ከባቢ ቤተ ክርስቲያን ነጸላት ተኸዲነን ጥዋፍ መብራቲ ኣብሪሔን እነርየን ዘለና እየን።

እዛ ሠለስተ ዝእግራ ተሽከርካሪት ዘተፋላለዮ ዓይነት ናይ ጵላስቲኽ ወንበር ኂዛ ተኸድ ከም ዘላ የምልክተና።

እዞም ተምሃሮ ከምንዕዘቦም ካብ ትምህርቲ ወፂኦም ናብ ጨወታ እንትጫወቱን እናተዛናጉዑን ኢና እንሪኦም ዘለና።

እዛ ዓይነት እንስሳ ኣብ በረኻ እትርከብ እንትኸውን ኣጣል ኣባጊ በይንተን እንተረኺባተን ክትበልዕን እት ኽእል ብዃርያ ዘተብሃለት እንስሳ እያ።

እዙ ዝተፈላልዮ ዓይነታት ኣትክልቲ እንታይ ጠሞ ኸም ዘለዎምን እንታይ ጕድኣት ከም ዘለዎምን እነጽንዐሉ ማእኸል ናይ ኣትክልቲ መመራመሪ እዩ።

እዙ ሙዝ ተብሂሉ ዝፍለጥ ዓይነት ተኽሊ ገደና እንትኸውን ብጥዕሚ ምቁርን ንምግነት እንጥቅመሉን ዓይነት ተኽሊ እዩ።

ዘመናዊ መሳርሕ እንትኸውን ምዉቕ ነገር ንኸይ ዘኅል ዝጠቅም ኣብነት ኸምኒ ሥውቆ ዝሃመ ማይ ቡንና ሻሕ ንኸይ ዝሕሉ ዝጠቅም እዩ።

እዞም ኰፍ ኢሎም ዘለዉ ሰባት ኣብ ገጹም ሓደ ሓደ ከምንዕ ዝወ ኣብ ስደት ዝርከዉን ገና ኣብ ጕዕ ዘ ዘለውን ድኺምዎም ናይ ድኻምስ ሚዕት ዘር እዩ እዮም።

እዚኣቶም ካብ ዓይነታት ኣልኮላዊ መስተ እንትኾኑ መውዛሕተኦም ጊዜ ዓብ በይቲ ሃፋትም ዙሰትይዎምን ዝዛናጕዑሎምን ዓይነታት መስተ እዮም ክብር ዝወኑ ዓይነታት መስተን ኣልኮላትን እዮም።

እዙይ እንዳቡንና እንትኸውን ብዘተፈላለዩ ውፅኢት ይትስራሕቲ ዝኾኑ ናይ ስፌት ከም ሰተታ ምኸንቢኣ ዝበሉ ዝማዕረገ ውቅብ እዩ።

እዙይ ኣብ ቤተ ክርስቲያን ውሽጢ ዝርከብ ናይ ጌታና መድኃኒትና ኢየሱስ ክርስቶስ ስእሊ ዝርከበሉ ዝተፈላለዩ ሠንመት ቶምሃሮ ኣብኡ እንትርከቡ ዘርኢ እዩ::

ኣብዞም ንርኦም ዘለና ናይ ዘተፈላል ዓይነታት ኣትሌቲክስ ብዓልመያታትን ኣሠልጠንትን ደያኑን እንተኾኑ፤ ብናይ ብዓልመያታት ሥልጠና ዝውሃዊ ዘለዉ እዮም።

እዙ ናይ ኢቲጵያ ቖፀራ ኣገልግሎት ኣርማ እንትኸውን ኣብቲ ሓገር ዘሎ በስሐ ሕዝቢ ክንደይ ሞይቱ ክንደይ ተወሊሉ ዝፈልጥ ትካል እዩ።

እዙይ ናይ ደቂ ተውዕት ጫማ እንትኸውን ካብ ቈርወት ዝስራሕን ንተጠቀምነቱ ምችኹን ንእግርኻ ቀሊልን ዝኾነ ኣይነት ጫማ እዩ።

እዙ ዝተፋላለይ ልሱልሳት መስተ ዝርከበሉ መካፋፈልን ልሱልሳት መስተ ካብ መኪና ተጻዒኖም ሞጺኦም ዝወርዱሉ ዘለዉ ናብ ማኅበረ ሰብ ንኽ ካፋፈሉ ዝግበረሉ እዩ።

ኣብዙይ ከም ንዕዞ ናይ ፌደራላዊ ዴሞክራስያዊ ሬፑብልክ ኢቲብያ መራሕ ዝኾኑ ኣብዪ ኣሓመድ እቲ ኣብ ሕንጸት ዝርከብ ማይ እናጠዓምዎ ይርአ ኣሎ።

እዙ ኣብ ከተማ ዓዲስ ኣኣብባ ወሓን ፈሳስን በዓል ሥልጣን ናይ ኣራዳ ንኡስ ቤት ጽሕፈት ምህላዉ ዘመላኽት መፋለጢ እዩ።

እዙይ እኖርዮ ዘለና ንሕፃውንቲ ዝጠቅም ናይ ሕርጭ ጸባ እንትኸውን ዝሕም ዝበለ ማይተጠቐይምና ብምምብጽባጽ ንሕፃውንቲ እንህቦም ዓይነት ምግቢ እዩ።

እዙ ናይ ንግዱ ቦታ ዘተፋላለዩ ናይ ባህሊ መግለጽ ዝኾኑ ከም ጥልፍታት ዝወሉ ዘተፈላለይ ዓይነት ክዳውንቲ ዝርክወሉ መሸጢ ናይ ባህል ኽዳውንቲ እዩ::

ካብዙይ እንዕዝዎ ብዛዕባ ናይ ጥምቀት ኣካባብራ በዓል ኣብ ሃገረ አሜሪካ እንትኸውን ኣብ ጐደና ወፂኦም ከምዘኽርዎ የመልክተና።

እዙይ ካብ ኣትክልቲ ዝተሠርሐ ሶምና ንጠዕናና ጽቡቕን ሙችውን ዝኾነ ካብ ዕረ ዘተብሃለ ዓይነት ተኽሊ ዝተሠርሐ እዩ።

እዙይ ካብ ዕንጨይቲ ዝተሠርሐ ክዳውንትና ዝተፈላልዩ ጫማና ንንወይንቶም ኣኪቡ ዝሕዝ ኮይኑ በብ ዓይነቶም ዝተፈላልዩ ክሕዘልና ዝኽእል እዩ::

እዙ ተንቃሳቐሲ ስልኪ እንትኸውን ኣብ ዝተፈላለየ ቦታታት ምስ ዘለዉ ሰባት ብቕሊሉ ክንራኸብን ሓሳብ ንሓሳብ ክንለዋወጥን ዝጠቕመና ዓይነት መሣርሕ እዩ።

እዘን እንርአን ዘለና ዓይነት መኻኺን ካብ ናይሠራዊት ሃገር ኢትዮጵያ ዝኾና መኻኺን እንተኾና ብዓይነትን ፊልዝበላ እየን እዚእን ኣብ ዘተፈላለዩ ግዲታ እተንሠራዊት ዘንቀሰቐሣ ዓይነት መኻይን እየን።

እዙ ምልክት ወይካ ኣርማ ምንስተር እታዋት እንትኸውን ኣታውን ወፃነ እታሃገር ዝቋጻጽር እዩ እዙ ናይ ሃገርና ግብሪ ዝስብ ስብ ትካል እዩ።

እዛ እንርኣ ዘለና ሓፍትና ዝተፈላለ ዓይነታት ምግቢ እናሠርሐት ትረከብ እንትኸውን ካብ ድንሽ ከምኡውን ካብ ዝተፈላለዩ ኅርጫት ዘሥራሕ ዓይነት ምግቢ እዩ።

እዛ እነሪኣ ዘለና ዓይነት ማሽን ክዳን ምስፋይ እቲ ጠቕመና እንትኸውን እዚኣ ኸዓ ብእግርና እናረገጽና ንሰፍየላ ዓይነት መሣርሒት እያ።

እዚኣትን ካብ ናይ እንስሳት በረኻ ዝኾና ሓርማዝ ተብሂልን ዝፍለጣ ብግዝፈን እተን ዝገዘፋ ኣይነታት እንስሳ በረኻ እየን።

እዙ ዘተፈላለ ዓይነት መፋደጢ ኣብቲ መንድቕ ተለጢፎም እንትህሉዉ ከም ናይ ኣዋሽ ቊጦባ ናይ ዳማ ገዛውእቲ ዝኣመሰስሉ እዩ።

እዙ ናይ ዘተፋላለዩ ዓይነታት ቅመማቐመምን ምግብታትን መሸጢ ዝኾነድንኳናት ዝርከበሉ ቦታ እዩ።

እዛ ሓፍትና እዚኣ ሓድሽ ቅዲ ኣካዳድና እትኽተል እንትኸውን እዙይ ሓፂር ቀሚስ ብ ዘመናዊ መልከ ዝተሠርሐ ክዳን እዩ::